ኣዙይ ዝተፋላ ደዩ ናይ ገዛ ኣቝሐት ከምኡ ድማ ናይ ቢሮን ናይ ኻለት ጽትሕፈት መሣርሕን ከፍ መበሊ ወና ብርን ዝተፈላሊኻወት ዓይነት ኣቝሕታትን ይርከቡ።

ኣብዙይ ዝተፋላልዩ ምጋይ ጽታትን መመላኽቕታትን ዝረ ይኾይኖም ኦኡ ድማ ካብ ወርቂ ካብ ብሪ ካብ ዝተፈላልዩ ዝተሠርሑ መስቀል ዝመስሉ ናይ ኢድቀ ለበያትን ካልአቱን ይረአእዩ።

ኣብዚ ዝተፈላለዩ ናይ ምግዩድ መስተን ዘሕቡር ስልታትን ምስልታትን ይረአእዮ ኣው ድማ ሓንቲ ጐርዘዶ ዊኢላ እንትወርድን እንትድይብን ይርአ ኣው ድማ ዝተፈላለ ቕርፂ ናይ ሰ ምስሊ ዘለዎም ሥእልታት ይረአዮ።

ካብዙይ ሰገናት መናእሰይ ተኣኪቦም ስጶርቲ እንትሰርሑን ገሊኦም ድማ እንትዕዘቡን የርኢ ኣብኡ ሓንቲ ጓል ናይ ምስፍሳፍ ሠራሕቲ ወይ ከዓ ንሠውነትካ ቕርፂ ኣልባካዊ ዝኾኑ ናይ ሰውነት ቅርጽታት ንምምሕያሽ ስጶርት እናሠርሐርት ትርክብ።

እዙ ኣፍቶ እምበላዊ መሣራህታት ሙዚቃ ሓደ እዩ ካምባቆ ድማ ይበሃል ሻምባቆ ኣርባዕተን ኖዃል ዘለዉዎ ኾይኑ ብኡ ኣቢሉ ድማ ዝተፈረለየ ጣዕምን ዜማን ዘለዎ ድምፂ የውፅእ።

ኣባብዘይ ሓደወድ ፊል ዝበለ ናይ ጾግሪ ኣኖዓሓን ናይጾግሪ ቃማቐማን ዘለዎ ይረ እዝ ድማ ብፉል ናይ ከባብታ ተኣፋር የመላኸት።

እዚ ዘርኢ ናይ መዓልታዊ ዜና ኣኳዊታ እትግራይ ዘለሖ ሕኩነታት ዘኅልፍ ኮይኑ ኣኡ ድማ መንእሳያት ኣሚኪና ተኣኪቦም ተሠውስዎም በንዴራ ዊከዓ ዓርማ ጸንድቓላማኂዞም ሰለማዊ ሰርፊ እንትበብሩ ይረአዮ::

ኣብዙይ ዝተፋላለየ ዓይነት ጫማ ናይ ደቂ ኣንስትዮ ናይ ደቂ ተባዕትዮን ዝረአይ ኾይኖም እዝ ጫማ ድማ ብፍሉይ ኣፅዋወዓ ኮንጎ እናተብሃለ ይፍለጥ

ኣብ እዚ ምስሊ ናይ ገዛ ኣቁሑት ዝኾኑ ፍንጃልን ማንካን ይራኣዩ፡፡ እዞም ዝረአዩ ዘለዉ ምስልታት ንምንታይ የገልግሉ?

እዚ ተክሊ ካብቶም ናይ ፍራምረ ዓይነት ተክልታት ኮይኑ ከም ምግቢ ድማ የገልግል፡፡ እዚ ተክሊ ኣብ ሰውነትና እንታይ ዓይነት ድጋፍ ይህብ?

ኣብዚ ሓንቲ ሰበይቲ ኣብ ፅቡቅ ሕብራውን ዝተፀረበ ዝመስል ቅርፂ ዘለዎ እንባ ከፍ ኢላ ተምዓዱ ይርአ። እዛ ሰበይቲ እንታይ ዓይነት ሕብሪ ክዳን ተኸዲና ኣላ?

አብዚ ኣብ ሓደ መቅም እዙይ ኒከል ዝመስል ማንካ መብሉዕ ዘለውን ዝተቐመጠ መኰሮን ዝበሃል ዓይነት ምግቢ እዩ ኣው ድማ ዓደ ቖልዓ እናተመገበ ይረአ

እዝ ቦታ ናይ ዕዳጋ ቦታ ኾይኑ ቆም ድማ ዝተፋላለዩ ክዳውንቲ ከም ሽሬጥ ቦጣ ምጠምጠም ርእሲ ክዳን ናይ ኣንስትን ዝስፈየልን ዝሽወጠልን ቦታ እዩ።

ዓብዙ ኣርባዕተ ደቂኣንስቲዮ ኸፊለን ካፍቲ ናይ ቀደም ዕዲታትናዝሠርሕዑ ፈትሊ እናፈተላ ወይከዕጡጥ እናፈተላ ንሽምህና ዝኾውን እናዘጋጃያ የረአያ።

ኣብዙ ዳቤት ምግን ቤት መስተን ዘመላኽት ምስሊ ኣለዉ እዝ ምስሊ ዝተቐመጡ ናይ ሰብን ናይ ኣቕሕትን ከፍ መበልታት ኾይነ ኣኡ ድማ ምስብ ሙርችኡ ኽነታት ኣየርን ጽቡቕ ንፋስን ዘለዎም ስ ሓባይን ዝኾኑ ተኽልታትን ኣቐማምጣን ድማ ኣሎ።

ኣብዙ ብዙኃት ጸባት ጸዕዳ ኽዳንቲ ኸዲኖም ኣብ ሓደ ዓዪ ቤተ ክርስቲያን ይረአእዩ ኣብ ደሞ ኣቦታት ካሕናት ከምቲ ሕጊ ቤተ ክርስቲያን ሠራኣተ ቕዳሴየ እንዳብጽሑ ይረአዩ።

እዙ ስቡቓት ዝኾኑ ዓበይቲ ኣእዋምን ደቀቕቲ ተኽልታትን ዘለዎ ከምኡ ድማ ጽቡቕ ኲነታት ኣየርን ንፋስን ዘለዎ ሰባት ኣብ ጊዜ ዕሮፍትን ዝዛናግዑሉን ዝጨዋትሉን ቦታ ምዃነ ይኅብር።

እዝ ናይ ሓደ ተካል ሓደ ዓውዪ ፋብሪካ ትምህርቲ ቤት ዩንበርስቲ ናይኻልት ዙውክል ሓደ ዓውዪ ኣርማ ምልክት ዘርእ ኾይኑ እዙ ድማ ናይራያ ይንቨርስቲ ምልክት ይሕብር።

ኣብዚ ምስሊ ዚ ዝረአ ዘሎ መኖኮሳት፣ ባሕታውያን ኣቦታት ኣብ ዓለም ፍትወታን ስጋ ድሌታትን ኒዒቆም ናብ ገዳም ዝኸዱ ኣቦታት የመልክት።

ኣብዚ ኣቶ ልደቱ ኣያሌው ዝተብሃለ ኢትዮጵያዊ ፖለቲከኛ ዝኾነ ምልክት ንዳረየ ዝኾነ ዜና እንተመሓላልፍን መልእኽቲ እንትገልጽን የረአ።

እዚ ምስሊ ህፃውቲ ኣብ ስርዓት ትምህርቲ እንዳተማሃሩን እንዳተማሃሃሩ ዝረኣየሉ ከምኡ ድማ ኣብ ግድግዳ ዝተፈላለዩ ጥቅስታትን መምሀሪ ሓገዛት ዘለዎ ምስሊ የርኢ።

እዚ ምስሊ ዱባ ዝባሃል ዓይነት ተክሊ ኮይኑ ብፍላይ አብ ገጠር ከባቢታት ይርከብ። ከም ፀብሒ ከይኑ ድማ ንምግቢ የገልግል፡፡

ኣብዙይ ናይ ሥራሕቲ ሕንፃን ቅርጻቕርጸን ዝረአ ምስሊ ኾይኑ ኣው ድማ ሓደ ናይ መራኸቢ ዘኃዘ ኢዱ ዘመላኽት ምስሊ ወይ ከዓ ሓወልቲ የርኢ::

ኣብዙይ ካብ ድቃተ ኣማ እንተሠውሲዎም ብጭቃ መጣቕ ተጥቕሞም ዝተነድቑ ኣማንን ዉሉይ ቕርጽ ዘለዎም ንመስዕ ዑደትነታትን በጻሕ ተዓድን ቀም መስሕ ኾይኑ የገልግል።

ኣብዚ ትርሀ ዘላ ንእስቶን ናይ ውሑዳት ሰዓት መንቀሠዓሰት መኪና ኾይና እዚኣ ድማ ናይ ሓፋትም ወይ ከዓ ናይ ዊሮን ናይ ሠራሕተኛ መንግሥቱ ዝኾኑ ኣካላትን ካብቦታ ናብ ቦታ ዝንቀሠዓሶላ ምኪና ወይ ከዓ ናይ ጐዑ ዘመቃላጠፊት ሣርሕያ።

እዚ ስብኣይ ዓጓ ዓይነት ናይ ዝኾነ ምልክት ወይከዓናይ ዝኾነ መለለይ ዝኾነ ዓይነት ግዳንቲ ኸድኑ ኣሎ እዝ ድማ ንብዙኃት ኣጊ ኣኽበርቲ ናይ ተራ መከበርቲ ናይ መንሃርያ ናይ መኪና መኽበርትን የመለኽት።

ዓብዙ ካፍቶም ናይ ገዛ እንስሳት ዝኾነት ድሙ እትብሃል ትረአለ እዛ ድሙ ኣገዛ ኸም ኣናጹ እትሕሉ ሓላዊት ጐይና ተገልግል።

እዚ ምስሊ ጥንታውያን ቀዳሞት ኣቦታት ገዳማውያን ካብ ከውሒ ፈልፊሎም ዝሃነፅዎ ፍሉይ ውቃበን ቅርፅን ጥበብን ዝተመልኦ ከምኡ ድማ ስእሊ ኣድህኖንን ዝተፈላለዩ ቅርፅታት ዘለዎ ገዳም እዩ።

ኣብዙይ ላይተናል ጀነራት ዕርቃን ገብረትንሣየን ማይካመር ዝተውሃልኒይ ኣሜሪካ ልእኹን ኣብ ተገባራውነቱ ቕት ብሪተርያ ንኽፈጽሙ ቃል ዜና እንተመሕላልፉ ይረአየ።

እዙይ ዝራዘሎ ቀዳሞ ት ወለዲ ኣብ ትሕቲ መሬት ዝተቀረፀ ሕንጻ ኾይኑ እዙ ዝተፈላለይ ብዙኃት በርታትን ዘለዉውን ንምእማኑ ዘገርም ጥበብን ቅርፃቅርፅን ዝተሠርሑ እዮም::

እዙ ናይ ንግድን ምተብዳግን ቦታ ዘርኢም ስሊ ኾይኑ ኣኡ ድማ ዝተፈላለየ ናይ ገዛ ኣቕሕ ዝኾኑ ክፍሊ ድማ ኣዲታትና ካብ ሰዕሪ ካብ ማዕተ ካብ ትርሽዋን ዝተሠርሑ ምብላቝርሲ ሰፊኢ ጉፍላ ጊዋዎታትን ይስርሑ እዮም።

እዚ ካብ ዝተፈላለዮ ዓይነት ኣትክልትን ዝተዘጋጀየ በይዓይነቱ እናተባሃለ ዝፍለጥ ዓይነት ምግቢ እዩ።

እዙይ ዝተፋላ ለየ ኣብቕፈት ዝርከውዎ ወዳጋ ወይ ከዓ ድኳን ናይ ሽቕጣሽቐጥን እዩ እዝ ዝተፈላለይ ኣብቝሕት ዝግዘአሉን ይሽወጥሉ ቦታ አዩ ::

ኣዙ ናይ መዓልታዊ እዜና ዝኃልፈሉ ምስሊ ይረ ኣብዚ ምስሊ ዝተፍላለይ ዝተቐደዱ ኬንዳታትን ናይ ሥደተኛታትን ተፋና ዓልትን ሞነርያ ዝኾነ ገዛ ዝዓነወን ዝፈራረሰን ምልክት የርኢ።

ኣብዙ ስተፈላለዩ ናይ መሠረታዊ ግልጋለት ኣቲካውዝወ ሓንቲ ካብቀረባ ነብቀራወይ ከዓ ውስትንርኅዖት ዝኾነቦታ እትኸይድ ባጃጅ ወይ ከዓ ሠለስተ እግራ ዝኾነት ንኢሽተን ሜኪና እናሓጸበ ንግልጋለት ዘውሑ መንእሰያት ኣሎ።

ኣብዚ ካብቶም መስሕብ ዑደተኛታት ዝኮነ ሓደ ናይ ሃፀይ ገረመስቀልን ሃፀይ ካሊብን ዝኮነ ናብ ዝተፈላለዩ ኣንፈታት ዝወስድዋን ዝሕብሩሉን ጉድጓድ እዩ፡፡ እዚ ዝረአ ዘሎ ጉድጓድ እንታይ ዓይነት ቅርፂ ኣለዎ?

እዚ ምስሊ እዚ ዘሪኢ ሓንቲ ጋል አንስተይቲ ፀቡቅ ዝኮነ ባህላዊ አከዳድናን ፀጉሪ አስራራሓን ዘለዎ ከምኡ ድማ ንስራሕቲ ማእሊማ ዝጠቅም ጡጥ እናፈተለት የሪኢ፡፡

ኣብዙይ ስተፈላለይ ካብ ስተፈላለዮ ዓይነት ተኽልታትን ዘራእትን ዘተሠርሑ ምግታት እዮም እዞም ምግታት በይ ዓይነት ይብሃሉ ካብ ኣትክልቲ ካብ ሓምልትን እስተፈላለይ ተውሳሰዎም ዝተሠርሑ እዮ።

እዚ ምስሊ ዝተፈላለዩ ናይ ደቂ ኣንስትዮ መፀባበቂ እዩ።

ኣብዙይ ሓደ ዓዊዪ መጽሓፍ ወይ ከዓ ጋ ዜጣ ይረአ ኣሎ እዙ ናይ ሓደ ዝኾነ ኣዋጅ ወይ ከዓ ነጋሪት ጋዝ ዜጣ የማልኽት ኣዉ ድማ ናይ ብኅራዊ ክላዊ መንግሥቲ ዝትግራይ ኣዋጅ ዘማላኽት ጽሑፍ::

ኣብዙይ ሓድ ወዲ ጸጕሩ ብላማ እንትላጸ የርኢ እዝ ወዲ ኽምቱ ናይ ቀደም ባህሊ ዝኾነ ኣ ግምባር ስኻ ጭንጕዑ ቲ ወይካዓ ጋዕሲ ዝበሃል ልሽቲ ናይ ቅርጺ ምልክት እዩ።

እዚ ቦታ ዘርኢ ዝተፈላለዩ ካብ ዕንፀይትን ካብ ብረትን ዝተሰርሑ መስቀላት ከምኡ ድማ ኣናእሽተይ መፅሓፍቲ ድርሳናት ዉዳሴ ማርያም ካልኦትን ዝሽወጠሉን ዝዕደገሉን ቦታ እዩ።

እዙይ ካውቶም ባኅሊታት ትግራይ ዝኾነ ሓደ ናይ ኣከባብራያ ዝዝውተር ባህሊ ሙዙቃን ድርፍን ዘዘውትሩ ዝተፈላለየ ኣከዳድናን ናይ ጸጕሪ ኣሠራርኃን ዘመላኽት እዩ

እዙ ካብቶም ናይ መሣርሕታት ሙዚቃ ሓደ እዩ እዙ ኸም ጥሩምባ ዝተፈላለየን ጽቡቕ ጠዓመ ላዛ ዘለዎ ድምፂ ዘውፅእ ሳክስፎን ዝበሃል መሣርሕ ሙዚቃ እዩ::

ኣብዙ ሓደ ዓብዪ ሕንፃ ብናይ ዘመናዊ ኣሠራርሓ ዝተሠርሐ ይርአ እዝ ሕንፃ ናይ ዝተፋላለዩ ሥራሕትን ንግድን ማእኸል ዕዳጋን ኾይኑ ዘገልግል ምዃኑ ዘርኢ ጽሑፋትን ስእልታትን ኣለዉ።

እዚ ቦታ ፅቡቁ ዝኮነ ከባቢ ኩነታት ኣየርነ ዘሎዎ ንመዛናግዒን መናፈሻ ዝጠቅም ከምኡ ደማ ፉሊዩ ጥበብ ኣሳራራሓ ዘሎዎ ገዛዉቲን አዚ ፍሉይ ኣብ ከባቢታት ምዕራብ ትግራይ ዝዝዉተረነ እዩ፡፡

ኣብዙ ዝተፋላለዩ ማዕተባት ዝተፍሓስን ዝተተነጉን ይረ እዩ እዞም ማዕተባት ብፉል ደቃንስቲዩ ኣብብዓላ ኣሸንዳ ኣግምዳረንን ኣብ ማዓንጠአምን ዝኣሥርኦም ዓይነት ኣመላኽዒወ ከዓ መጻቕ እዩ።

እዙ ካብቶን ጥነታውያን ኣሠራርሓ ናይ ቀዳሞት ኣቦታት ወለዲ ዝኾነ ካብ ድቀ ቲእማን ተጸርቡን ተቐምቕሙን ብጭቃ ዝተጣሃቓ ናይ ክቢ ዓይነት ቅርጽ ዘለዎ ገዛ እዩ።

ኣብዚ መስሊ ዝረአ ዘሎ ብዙሓት ናይ ሓደ ቤተ ሰብ ወይከዓ ስድራ ግያ ወይከዓ ጎፈላ ተሰኪሞም ናብ እንዳ መዋስብቲ ወይከዓ ወራዲ መርዓ እንትኸዱ የረኢ።

ኣብዚዚ ኣብ ሓደ ተፈጥሮን ኣካብን ምስሊ መልቕቲ ኣብዚይ ድማ ፀሓይ ወገገግ እንትብል ከምኡ ድማ ሰማያት ብብርሃን ትምሉኡ ደመናት ተዓረጐን ግባብ ምስለየር።

እዚ ዝተፈለየ ዓይነት ቅድን ቅርፅን ዘለዎ ናይ ሻንጣ ምስሊ ዘለዎ ዓይነት እዩ፡፡ እዚ ዝረአ ዘሎ ኣብ ምስሊ ንምንታይ የገልግል?

ሕዚ ካብ ኣትክልትን ኣሕምልትን ዝኾነ ኣፕል እናተብሃለ ዝፍለጥ ዓይነት ተኽሊ እዩ እዚ ድማ ብፍሉይ ኣብ ከባብታት ደጕዓ ዝበቁልን ዝፈርን ዓይነ ተኽሊ ኾይኑ ከም ምግ ኾይኑ ድማ የገልግል

ኣብዙይ ዝተፈላለዩ ኣትክልትን ፍራምረን ዝሽወጥሉ ቦታ እዩ ኣዙይ ድማ ከም ባናና ፣ፓፓየ፣ ብርጭቕን ካልአት ፍራምርን ዝረአዮ እዮም።

እዚ ዝርአ ዘሎ ምስሊ ኣስኳል ዝበሃል ናይ ክፋል እንቋቊሖ ኾይኑ ብፍሉይ ኣብ ባህላዊ ሕክምና ንዓይኒ ዝበሃል ይጥቀምሉ።

እዚ ምስሊ ኣብ ከተማ ዓዲግራት እስታድየም ኮይኑ ከምኡ ድማ ባንዴራን ማልያን ና ተፃወቶ ኩዕሶ እግሪ ጋንታ ወለዋሎ ሒዞም ይራኣዩ::

ዓብዙይ ዝረአዩ ካብ ገዘምን ካብ መረበቶም እንተፋናቒኢሎም ተሰዲቶም ኣብስተፋላ ለይ ጊዜ ዊመዐቕታት ዝርከዉ ኣዝብታት እዮም።

እዙ ዓደ ቤቶ ሙዜኦምወይ ከዓ ናይ ቐድም ናይ ጥንቱ ውፂይታትን ጥበብ ቕርጻ ቕርጽን መዐቀን ዝኾነ ገዛ እዩ። እዝ ዝርአ ዘሎ ምስሊ ናይ ኣቦና ቅዱስ ያሬት ሊቕ ቤተ ክርስቲያን ወይ ከዓ ኣቦ ዚማ እናታበሃለ ዝፍለጥ ዘርአ ምስሊ ሓወልቲ እዩ።

እዙ ናይ ሓደ መጽሕፍቲ ወከዓ ጋዜጣ ዘሪኢ ምስሊ ኾይኑ ኣኡ ድማ ናይ ሓዶ ልብወለድ ዚገልምጽ ፍቕራዊት ልበወለድ ዛንታ እትብል ጽሑፍ ዘለዋ ጽጋ ብርሀን ጐይትኦም ዘተሓተመት ምዃና ዘመላኸት ምስሊ

እዙይ ናይ ስራሕ ሕንፃን ቅርጻቅርፅን ስራሕ ኾይኑ ኣብኡ ድማ ናይ ሓደ ሰብ ምስሊ ወይ ከዓ ቕርፂ ተቖሪጹ ይረአ፡፡

እዙ ካፍቶም ናይ ገዛ ኣቝሖት ሓደ ኾይኑ እዙይ ድማ ብኣደታትን ወኣዋልዲ ኣኅዋትን ብኢደን ከም ፈትሊ ተጠይመን ፈቲለንን ተኒገን ዙሰርሕኦ እዩ እዙይ ድማ ንስተፋናለይ ኣቝሐት ከብ መሸፈኒ ይጠቅም።

እዚኦም ርእዮም ዘለና ዝተፈላለየ ዓይነት ጨማታት ኾይኖም ካሻኣባትን ካብ ዝተፈላለየ ናይ ጕማ ዝመስል ሥርዓቲ ዝተሠርዐ ኾይኖም እዝ ድማ ተለጓምን ተሸቃቕን ዝመስል መታሓዝን መተኣሣሰርን ዘለዎም እዮም።

እዙ ዝኾነ ዓይነት ቕርፂ ምስሊ ዘለዎ ካብ ምጥራሕተ ጸሪቡን ተወቒሩን ዝተሠርሐ ን በጻሕቲ ዓድን መስሕብ ኮይኑ ዝጠቅም እዩ።

ኣቡነ ይማእታ ጉሒ ይባሃል፡፡ ካብቶም ምዕሩጋትን ፅቡቃትን ሰንሰለታዊ ረክቢ ዘለዎም ገቦ ገራዓልታ ይርከብ፡፡ እቲ ዝነወሐን ዝበረከን ገዳም ድማ እዩ፡፡ ብፅባቐኡ ድማ ምዕሩግን ውቅቡን ዝኮነ እዩ፡፡

ኣብዚ ምስሊ ዝረአ ዘሎ ከያኒ ሰለሙን ይኩኖ ኣምላክ ኮይኑ ብፍሉይ ጥበብን ላዙኡን ዝፍለጥ ብፍላይ ድማ ቅኔ ሓዘል መልእኽቲ ዘለዎን ደርፊታቱ ነቓዕ ብርለን፣ ዳዋዳዋ ዝብል ደርፉን ዝፍለጥ ከያኒ እዩ፡፡

እዙይ ኣብ እግሪ ሓወልቲ ኣክሱም ዝርከብ ብደቀ ቐቅቲ እማን ዘተሠርሐ ንመስሕብ ኡደተኛታትን ብጻሕተዓድን ዝበጽሕዎ ከምኡ ድማ ዝግብንዎ ቦታ እዩ።

እዚ ዝረአ ዘሎ ኣብ ምስሊ ኣብ ቆፅሎም ወይ ከዓ ኣብ ስሮም ዘፍርዩ ዓይነታት ተኽልታት እዮም፡፡ እዞም ተኽልታት እንታይ ዓይነት ተኽልታት እዮም?

ኣብዙይ ሰባታ ተኣኪቦም ብዝኾነ ዛዕባ እንትዘራረቡን ተዘራሪቦም ዝተማያየጥዎ ድማ ዜና እንተመሓላልፉ ይረ ኣዩ

ዓውዙ ዝተፈላለየ ሠራሕቲ ቕርጻቕርጽን እንጻን ዝተሠዐ ሓደዓይዪ ቤተ ክርስቲያን ይርአ ኣዙይ ቤተ ክርስቲያን ዝተፍላለይ ቅርጽታትን ዝተፈላለዩ ናይ መሳኹቲ ኣሠራርኃን ቅርጻቐርጽን ዝኃዘለ እዩ።

እዙ ዓደና ዕዳጋ ቦታ ኾይኑ ኣኡ ድማ ዓደታት ዝተፈልለዩ ኣትክልትን ኣኅመልትን ዘርጊኁም እናሸጠይር እያ ካብኣቶም ጎመን ዝባርቃ ጥቕሉል ኃምዲ ቆስጣ ድንሽ ንካልአትን ይረአእዩ።

እዚ ሰባት ከፍ ኢሎም መስኮት ሪኢቶ ትግራይ እንትካታተሉ የርኢ፡፡ ኣብዚ ፅሑፍ ዘሎ እንታይ ዓይነት ዜና የመላክት?

እዙ ናይ ዜና ኣውተር ዝመሕላለፈሉ ገጽ እዩ ኣኡ ድማ ሕፃዊንቲ ዕሸላት ኣዮ ሥርዓተ ትሙህርቶም ናይ ጸባ ምገባ ተገይሩሎም ሥርዓተ ትሙህርቶም እንትከታንተሉ የርኢ።

ኣብዙይ ብዛሕደቃንስቲ ተሰብሲበን ሙዚቃ እንቲ ጭዋታ ከምኡ ድማ በቶይ ጦምባህሊ ኣከዳድናን ሠዕር ኣሽንዳን ተኃዚልን ናጣ ኣጭዋታ ይረከባ።

ኣብዚ ምስሊ ዝረአ ዘሎ ሓንቲ ሰበይቲ ኣልባሶ ዝባሃል ዓይነት ቁኖ ተቆኒና ከምኡ ድማ ወርቂ ኣብ ርእሳ ኣሲራ ተመላኺዓን ተፀባቢቃን ትርከብ።

ኣዚ ናይ ቕዳጋ ዝወፁ ዝተፈላሌዩ ናይመመራኽን መጋያጽትን ዝኾኑ ኣብኣሐት ዝተፈረሌዩ ክውት ሻምቦ ሃልኦትን ዝኣመስሉ ይርክዎን።

ኣብዙይ ዝርዮም ዘለና ኣብ ንሽተይ ጥርሙዝ ዝመስል ዝተዓሸጉ ስተፋላ ለይ ናይ ደቃንስትን ናይ ደቂ ታዋትን ፍላይ ድማ ንጾጕሪ ከም ቅብኣትን ከም መጽረይ ወዝ ዘለዎም ዓይነት ኣቕሑት እዮም::

ኣብዙ ካብቶም ናይ ወታደረዊ መራዕቲ ፍሉጥ ውሪ ጀግና ዝኾነ ጀኔራል ኣብርሃ ቋርተ ከዓ ኣብርሃ ወልዶ ማርያም እናታ ሃለ ዘፍለጥ መራሕ ሰራዊት እዩ።

እዚ ዝረአ ዘሎ ምስሊ ታቦተ ሙሴ ኣብ እስራኤል ብቀደማዊ ምልሊክ ወዲ ንግስተ ሳብ ናይ ኢትዮጲያ ዝመፀ ዓሰርተ ትእዛዛት ወይ ከዓ ዓሰርተ ሕግጋት ዝሓዘ ናይ ፅላት ታቦት እዩ ።

ኣብዚ ትር ዘላ ሰበይቲ እተኻቦጥዑም ቃናኣንላ ዝኣን እትፍለጥ ሰለማዊት ግህሩ እትብሃል ካፍቶም ከየንቲ ምዚቕ ሓንቲ ዝኾነት በቲ ጢዑም ላእዝ ዋነይነይ ብዝብል ደርፋዕ እትፍለጠ ሓንቲ ከያኒት እያ።

እዝ ካብ ዘው ናይ ገዛን መቢሮን መሳር ሕታት ሓደ ኾይኑ እዝ ድማ ንስጦፍላ ደይ መደርደር ኣቕፍትን መጽሓፍትን ካልኦትን ከም መደርደሪ ከም ማእመጥ ኾይኑ የገልግል።

በዘ ዝራ ዘለ ኣፍቶም ዓይነታት ናይ መሣርሕ ምዚቃ ዓደ እዩ እዙይ ድማ ከም ጥሩምባ ዝተፈላለየ ድምፂንመውፃእ ዝጠቅ ዓይነት መሣርሕ እዩ ሽሙ ድማ ሳክስፎን ይበሃል

እዝ ዝረኣ ዘሎ ዓይነት መሣርሒ ኾይኑ ጥቅሙ ድማ ስንና እንተረሲሑ የዕፊርና ብሳምና ስንና ንመጸረጊ ጥ ንጥቀመሉ ዓይነት መሣርሕ እዩ።

ኣብዙይ ፍል ዝኾነ ኣካዳድና ቖምጣ ብመልጎም ዝተማላኻ ኣካዳድናን ከምኡ ድማ ኣብ ፉል ብዓልደትን ቃርሳን ምጮዋትን እንጥቆመሉ በትሪ ድርር እናታሃለ ዘፍለጥ ኂዞም ኣለዉ።

እዚ ዝርአ ዘሎ ኣኽሱም ፅዮን ማርያም ቤተ ክርስቲያን ኮይኑ ብዙሓት ዑደተኛታትን በፃሕቲ ዓድን ንክጉብንዩ ብዙሕ ግዜ ዝመፁዎ ቦታ እዩ፡፡

ኣብዙይ ዝተፈላለእዩ ናይ ጸጕሪ መመላኻታትን ናይ ጸጕሪ መጽባበቕን ዝኾኑ ዝተፈላልዩ ቅብኣታት ኮምኡ ድማ ከም ጸጕሪ ዝመስል ናይኻሊእ ንናይ ባዕልና ኣምሲልና ንጥቀመሎ ዓይነት ጸጕሪ አሎ ::

ኣብዚ ሓደ ዓብዪ ተኽሊ ኣብ እግሩ ድማ ወናብር ከፍ መበሊን ከምኡ ድማ ኣኡ ናይ ቤት ብልዑን መስተን ዘማላኽቱ ዝተፈላለዩ ሥእልታትን ምስልታትን ይረአ ኣሎ።

እዝ ዝራኣ ዘሎ ዝተፋላለይ ተኽልታት ፍራምርን ዘለዉዎ ቦታ እዩ። እዘም ፍራምር ከም ምግቢ ድቕ ሰባት እነመገልኩ።

እዚ ካብቶም ኣኅምልትን ኣትክልትል ሓዲ ኾይኑ ቀይሱር ድማ ይበሃል ቀይሱር ካብቶም ኣብ ሱሮም ፍረዘፍሪ ተኽልታት ሓደ እዩ ከምኡ ድማ ናይ ዋሕዲ ደም ዘለዎ ኸም ደም መባዝሕቲ ወይ ኸም ደም ተካእቲ ኾይኑ ኣብዲ ቕሳት ድማ የገልግል።

እዛ ሰበይቲ ፍሉይ ዝኾነ ጥበብን መጋየጽን ተጠቒማ ብፉሉይ ድማ ኣብ ከባቢታት ራያ ትግራይ ዝዝውተር ቊኖ ፣ናይ ጠስሚ ምልኻይን ከምኡ ድማ ኣብ ኢዳ ሒዛቶ ዘላ ቆርበት ወይ ከዓ ንማሕዘል ዝመስል መጥቀሚ እዩ።

ኣብዚ ዳቡና ቤት ወይ ከዓ መስተ ቤት ምዃኑ ይሕብር። ካብኡ ድማ ሓንቲ ጓል ፃዕዳ ኽዳን ናይ ሓደ ከባቢ ዓይነት ኣካላድና ዝሕብር ዓይነት ክዳን ዝተኸደነት ቡና እንትቐልን እንተፍልሕን ትረአ።

ኣብዚ ሰለስተ ኣዴታት ኣብ ዋሓዚ ሩባ ወይ ከዓ ወራዲ ማይ ጀሪካን ኣጥሊቐን ማይ እንትቐድሓ ይረአ፡፡

እዚ ኣብ ኣክሱም ዝርከብ ጽዮን ማርያም ቤተ ክርስቲያን ኾይኑ እዙይ ድማ ብዙኃት በጽሕቲ ዓድን ዕዶተኛታትን ዝበጽሕዎ ታሪካዊ ኣብዪ ታሪኽ ዘለዎ ቤተ ክርስቲያን ገዳም እዩ።

ኣብዚ ምስሊ ዝርአ ዘሎ ብጎቦ ዝተኸበበ ሰጣሕ ዝበለ ጎልጎል ኮይኑ ኣብኡ ድማ ልሙዕን ለምለምን ሰውሒ ዝኾነ ጎልጎል ኣብ ማእኸሉ ድማ ንእሽተይ ወዳቕ ይርከብ።

እዙ ዝኾነ ምስሊ ዘማላኽት ካብ እምኒ ጥራሕ ተጸሪቡን ተቐውቅውን ዝተቕመጠ ከምኡ ድማ ንመስሕብ ወደተኛታት ከም ፍልፍል ኣታዊ ወይኑን ዝጠቅም እዩ።

እዚ ዝርኣይ ዘሎ ምስሊ ታራ ወይ ከዓ ሕጊ ኣኽበርቲ ብፍላይ ድማ ኣብ መናሃርያ ሰብ ብኣግባቡ ታራ ሓልዩ ናብ መኪና ንክኣቱን ከምኡ ድማ መኪና ልዕሊ ዓቐን ሕልፍን ከይትፅዕን ዝቆፃፀሩ እዮም፡፡

ኣብዙ ከም ኣመንቲ ሕይሞነት ተወህዶ ክርስትና ናይ ኣዲና ቅድሥ ድንግል ማርያም ፈጣሪኣ ወካዓ ኣምላኻ ዘወለት ድንግል እነዋልና እናኣምና እነኽራ ኣዲና እያ።

ኣብዙይ ናይ ቤት ምግን ቤት ምልዕን ዙሕብሩ ዝተፈላለዩ ኣቃማምጣ ከፍ መበልዎ እምበርን ኣቃማምጣ ናይ ኣቝሕጥ ቀፍ መበሊ ጠረቤዛን ይረእ እዩ ኣብዙይ ዝተፋላለየ ዘመናዊ ዝኾነ ኣቃማምጣን ኣለዉን።

ኣብዙይ ናይ ኢሃዴግ መራሒ ዝነበሩ ፍሉጥ ቀድማይ ሚንስተር ኢትዮጵያ ኣይቶ መለስ ዜናዊ ምስ በዓልቲ ገዝኦም ወይዘሮ ኣዜብ መስፍን ናይ ሰላምታ ምልክት እንተርእዩ።

ኣብዙ ብርዙኃት ሰባት ከፊሎም ዝተፈላልየ ሥራሕን ከምኡ ድማ ኣፈላለዩ መቃለ ጠፊ ሥራሕ ተ ጠቐሞም ዝተፈልኣለዩ ሥራሕእቲ እንትሠርሑ ይረአእዩ።

እዙይ ካውቶም በወለ ድና ዝተሠርሑን ዘለውን ካብ እምንን ካብ ጭቃ እንተዳራሪቦም ዝተሠርሑ ከምኡ ድማ ብሣዕሪ ተረዊቦም ዝሥርሑ ሰቐላ ወይ ከዓ ደብሪ እናተሃሉ ዘፍለጡ ገዛውቲ የመላክት።

ኣብዙይ ዝረአዘሎ ቀድማይ ሚኒስቴር ኢትዮጵያ ዝኾነ ዶክር አብይ ኣኅመድ ኣብ ናይ ቢሮ ስርሕ ኸፊሉ ዝኾነ ሥራሕ ምሠርሕ ይረአይ::

ኣብዙይ ጕወታትን ኣፃድፍን ዘለዉዎ ናይ ሓደቲ ፍጥራዊ ኣካባባዊ ኣቀማሚጣይረዐ ኣው ድማ ዝተፈላለዩ ዓበቲ ኣእማን ዝመስሉ ከም ሰራውን ቃላምንጠስን ዝበኑ ተኽልታት ኣለዉ።

ኣብዙ ኣይሽሓነ ዝበሃር ናይ ገዛ ኣቕሓ ዝኾነ ናይ ብረት ጽራሕ እንጀራ ተቐርቡ ንጸዊሒ ሽሮ ድማ ተሚሙ ይርከብ።

ኣብዚ ህፃውንቲ ቆልዑ ሰገናት ስርዓተ ትምህርቲ እንትከታተሉ የርኢ፡፡ ካብኡ ድማ ሓንቲ መምህር እንተተሓባብሮም ይረአ፡፡ እዞም ህፃውንቲ ሰገናት እንታይ ዓይነት ሕብሪ ዘለዎ ክዳን ተከዲኖም ኣለዉ?

ኣብዙ ዓበይቲ ኣቦታት ካሕናት ልሰተ ተክህኖን ኣይ ቤተ ክርስቲያን መሣርሑን ኂዞም ከም ኮበሮ ቤተ ክርስቲያንን ጽላልን ኣልዋሳትን ዝኣመሠሉ ተጐናጺፎም ልኾነ ምስሊ ደርእዩ ይረአን።

ኣብዙ ዝረአ ዘሎ ካፍቶም መራሕቲ ጶለቲካ ዝኾኑ ካፍቶም ቃዶሞት ኣቦታት ሓደ ዝኾነ ኣቦይ እዩ እዙ ኣብ ኢቲጴያ ኢሉውን ኣትግራይ ካፍቶም ናይ መጀመርያ መራሕቲ ዝኾኑ ዓደ እዩ።

ዞም ቅርጽታት ካብቶም ናይ ቃደም ሞት ኣክስማውያን ጥ እንክርጻቕርጽን ዝተሓነጹን ዝተጸረዉን እማን ዝተሠርሑ ዝተፋላለዮ ምልክትን ምስልን ዘለዎም ቃብ ዕማን ዝተጸረዉ እዮም።

እዝ ቃብቶም ብቐዱ መጣበታት ጥብን ቅርፃቕርጽን ዝተሠርሐ ኃዊ ሓደ ዓዪ ቤት እነት ወከዓ ቤቲ ክርስቲያን ኾይኑ ኣብ ውሽ ድርማ ዘተፈረለይ ሥእልታትን ምስልታትን እዝኃዚ እዩ።

አብዚ ምስሊ ካብ እምንን ካብ ጭቃን ተደራሪቦም ዝተሰርሐ ገዛ ቤት ምግብን ቤት መስተን አሎ። እዚ አብኡ ዘሎ ወዲ እንታይ ይሰርሕ አሎ?

ኣብዚ ሓደ ሰብኣይ ኮፍ ኢሉ ይርአ ኣብኡ ድማ ብጐኑ ባንዴራ ናይ ሓደ ኣገር ወይካኣ ናይ ሓደ ቤሄር ዝገልፅ መንነት ዝኮነ ኣርማ ዓላማ ኣሎ።

እዚ ምስሊ ዘርኢ ወታድራዊ ልብስን ወታድራዊ ቆመናን ዝተላበሱ ሰራዊት ከምኡ ድማ ናይ መንነቶም መለለይ ዝኮነ ሰንደቅ ዓላማ ሒዞም ወታድራዊ ሰልፊ ወይ ከኣ ወታድራዊ ምርኢት ንምርኣይ ተዳልዮም ኣለው።

ኣብ ትግራይ ካብ ዝርከባ ሃይማኖታት ሓንቲ ዝኮነት ኦርቶዶክስ ተዋህዶ ኣመንቲ እንትኮና፣ ኣብ ቤት እምነቶም ነፀላ ክሳብ ርእሰን ተከዲነን እንዳፀለያን እግዝኣብሄረን እንዳመስገና እየን።

ኣብዚ ዝርኣይ ዘሎ ሰንድቕ ዓላማ ኾይኑ ናይ ዝኾነ መንነት ወይ ክዓ መለለዪ ከም መፋለጢ እንጥቀመሉ እዩ። እዚ ሰንድቕ ዓላማ እንታይ ዓይነት ሕብሪ ኣለዎ?

እዝ ዝስተፈላለይ ዘብለጭ ሊጭን ዝበርሁን ብዝተፈላለይ መገልት ጽታትን መማራፍታትን ይረአዩ ዘም መመብለጭ ለጭታት ብፉሊ ኣእንዳመስተን ቤት ብልዑን ብኣብዚኀ ይዙውተሩ።

ዓብዙይ ሕፃውንቲ ሰገናት ናይ ሠርዓት ትምህርቲ ኽትትል እንትገብሩ ይረአዩን ኣብኡ ድማ ሓደ መምህር ዝኾነ ሐብሬታ ዝኾነ መልእኽቲ እንተመሕዳልፈሎምን ጻቶም ዘማጽን ኢሎም እንተዳመፅኑ ይርአ ::

እዙይ ናይ ዝተፈላለየ ዕንፀይትን ጣውላን ዝሽወጡሉን ዝዕደግሉን ቦታ እዩ እዚዮም ካብ ዝተፈላለየ ኦምን ዖንጨይትን ተጸሪቦምን ተቐምቂሞምን ዝቐሩሉ ቦታ እዩ።

እዝ ንርኦ ዘለና ሕንፃ ከዓ ቤተ ክርስቲያን ካፍቶም ቛዳሞት ዝተሣርሑ ዂሉ ጥበብን ቅርጻ ክርስን ዘለውን ብዙኅ ናይ ንመስሕብን መስሕብ ኡደትኛታትን ኮይኖም ዘገልግሉና ዘለዉ ቕርጽን ጥበብን ዝኃዘሉ እዮም።

እዝ ኻብቶም ጦንታብያ ናይኖ ይመሓማድ ተኸተልቲ ዝኾኑ ኣመንቲ እስልምና ዝተሠርሐ መስጅድ ኣልነጃሽ ኾይኑ እዙይ ድማ ኣብኽተሽሕን ዓሠር ሥለሰና መተመር ምናይ ወረርቲ ኃይንታት ሓያል ጕድእ ዝደረሶ ተፈራሪሱን ዓንዩን ድማ ይርከብ።

እዙይ ናይ ሓደ እምነት መግለጺ እዩ ።ካኣው ድማ ብዙሓ ሰውሲዎም ኣብ ሓደ ቤተ ክርስቲያን ጸሎትን ተብጽሑ ይረ ኣዩ ።

እዚ ምስሊ ዝፈራረሰ ናይ ቀደም ገዛ ዝዓነወ ዘርኢ ኾይኑ ከምኡ ድማ ኣብዚ ሕዚ እዋን ኣብ ትግራይ ዘሎ ዝፈራረሰ መኣረሚ ዘይብሉ ፖለቲካ የርኢ፡፡

ኣብዚ ካብቶ ብናይ ኣዶሞት ኣቦታት ዝተሠርሐ ናይ ቤተ መንግሥቲ ቕርፁ ዘለዎ ካብ ደቂቕተ እመን ተጸሪቡን ተቐቂቡን ከምኡ ድማ ፍሊ ቅርጽ ንጥበብን ዝሓዘ እዩ እዙ ደብሪ ወይ ከዓ ድሪብ ገዛ ይበሃል።

ኣብዙይ ተፈላለዩ ጥበብን ባህሊን ዝውክሉ ተፈላለይ ናይ ገዛ ኣብቝሕቲ ረይ ኦ ድማ ጀፌና ጐፍላ ይሽቶን ጐፍላ ወይከዓጓል ጐፍላ እና ፈናጅልን መብልዒ ቁርስን ቃለ ዝተፈላለይ መሣርሕታት ገዛ እዩ።

እዚ ካፍቶም ጥንታውያንን ናይ ባህሊ ኣቋናንናን ስርዓቲ ቊነን ዝተቖነነት ሓንቲ ጓል ትርአ። እዙ ድማ ብፉሊ ኣብ ከባብታት ትግራይ ዝዙውተር ኣይነት ቅኖ እዩ።

እዚ ጽምብላሊዕ ዝበሃል ዓይነት ነፍሳት ኮይኑ እዙይ ድማ ቃብቶም መንፈር ዘለዎም ኣልሰማይ ዘንቀሣቐስን ምኡ ድዋ ንውኅ ዝበለ ረኣካላትን ዘለዎ ነፍሳት እዩ።

እዝ ካቶምብ ናይ ገዛ እንስሳት ዝኾኑ ሓደ ናይ ከልቢ ውላድ ዝኾነ ኰርኮር ይበሃል እዝ እንስሳ ኣብ ገዛ ንገዛዓ ኸም ሓላዊ ኾይኑ ዘገልግል እንስሳ እዮ።

እዚኦም ደቀቕቲ እጽዋት ቈጣቁጥን ከምኡ ድማ ሰዓርትን ይረኣዩ። እዞም ሰዓርትን ቈታቁጥን ድማ ንምግቢ እንስሳት የገልግሉ።

ኣብዙይ ጐወታትን ሜዳታትን ዘለዉዎ ናይ ሓደ ገባቢ የመላኽት ኣብዛም ጐወታት ዝዓርቑን ተኽልታት ዘይብሉምንን ዝኃረሩ ዝመስሊ ደቀርቲ ተኽልታትን ዘለዉዎ ክባዊ ምዃኑ የመላክት።

እዝ ኻፍቶም ጥንታውያ እናይ ቀደም ቕድሚ ኣስም ሥልጣነ ነይሩ ተዋሂሉ ዘሕሰበሉ ብነዊኅ ምንን ወርድን ዘለዎ ኣማናት ዝተሠርሐ መቕደስኻ ወይ ከዓ ምግራውኀ እናታሃለ ዝፍለጥ እዩ።

ኣብዙ መናእሰይ ጕያ ቕድድም እንተካይዱ ውድድሮም ድማ እንትዛዝሙ ይርኢ እቲ ጽሑፍ ከም ዝኅብሮ ኢቲጴያውያን ጐየይቲ ኣብ ቅድሚት ከምተሠርዑ የኅብር።

ኣብዙይ እስተፍላ ለዩ ዓ በቲ ሮጕድ ጕንዲ ዘለዉምን ዓጸርተይቖታዂጢ ዝመስሉ ንጽዋትን ተኽልታትን ኮይኖም ኣብዙ ዝረ ዘለዎ ኣይዪ ምስሊ ድማ ጨዓ ይበሃል ጨዓ ኣሽኹ ዘለዎ ከምኡ ድማ ተጸሪቡ ።ንጣውላን ኻል ሥራሕ ጠንጺአትን ዝጠቅም እዮ።

እዙይ ዓይነት ተኽሊ ኾይኑ ፍሊ ድማ ጳጳይየ እናተሃለ ዝፍለጥ ካብቶም ኣብ ጕንዶም ምፍረ ዘፍርዩ ኣይነት ተኽልታት ዓደ እዩ።

እዙ ኣፍቶም ጠዖማት መስተታት ሓደ ኾይኑ እዙይ ድማ ሜስ ይበሃል ኣብ ስተፍላ ለይ ከባሃግታት ትግራይ ድማ ንስተፍላለይ ጉድ ሃያትን ከብመስተኾይኑ።

እዚ ዝረአ ዘሎ ምስሊ ዶክተር ቴድሮስ ኣድሓኖም ናይ ውድብ ጥዕና ዓለም ዋና ሓላፊ ዝኾኑ ኮምኡ ድማ ኣብ ድምፂ ወያነ መልአኽቲ እንተመሓላልፉ ይረአ ።

ዓብዚ ክልተ ሓወልታት ተቐሪጾ ምደው ዘወዝን ዓደ ሥብኣይ ድማ ንሓንቲ ዝኾነ እንትሕብራን ይረአ እዝ ሓወልቲ ኣይክለሠራዊት ዓሠርተ ሓደ ሰመና ግምባር ዝኾኑ ሰማእታት መተሓሰብ ተዋሂሉ ዝተሠርሐ ኃወልቲ እዩ።

ኣብዙይ ኣደ ንምድያውን ንምሕንኳሩን ኣጸጋምን ዝኾነ ቦታ ኣዉ ድማ ብዘገርም ይጥ ኣብ ቦታ ዝዝተርሐ ኣደዓዊ ቤተ ክርስቲያን ይርአ እዝ ቤተ ክርስቲያን ድማ ኣብኡግር ዝተፍላልይ ተኽልታት ክንቈልቃልን ቀላምእንጠስን ይረአይ።

ፍብዙ ብዙኃት ወጣታት መናእሰይ ኣብ ጃለዋ ተዛፊሮ ን ባሕሪ እንትሳጐሩ ይረእየ እዞም መናእሰይ ካልኻ ደ ዓዲ ናብ ሓ ደዓዲ ዕሊሶም ብስደት ዝኸዱ እንተኾኑ ኣብ ባሓሪ ድማ ኣትሳጐሩ ይረአዩ።

አውዙይ ናይ ገዛ ኣቝሑት ዝረአዩ ዘለዉ ኾይኖም ።፤ብፉልይ ድማ ብረድስቲ ማንካ ዝተዋሉ ንጸፍሕ ንምስራሕ ዝጠቕሙ ናይ ገዛ ኣቝሑት እዩ።

እዚ ዝረአይ ዘሎ ምስሊ ናይ ሓደ አርማ ወይ ከዓ ምልክት ኮይኑ ከምኡ ድማ አብኡ ዘሎ ፅሑፍ ናይ ማሕበር ደቂ አንስትዮ ህዝቢ ትግራይ ወኪል ወይ ከዓ ዝውክል እዩ።

እዚ ምስሊ ጥንታውያን ዝኾኑ መንበሪ አባይቲ ከም ሰቐላ ናይ ቀደም ቆርቆሮ ከምኡ ድማ ብዘይ ምንም መጣበቂ ዝተደርደሩ አእማንን የርኢ።

እዚ ቦታ ናይ ዕዳጋ ቦታ ወይ ክዓ ድንኳን ኮይኑ ዝተፈላለዩ ኣትክልትን ፍራምረን ከም ሙዝን ካልኦትን ዝኣመሰሉን ዝተፈላለዩ ኣቑሑትን ከም ሳንጣ ካልኦትን ዝኣመሰሉ ዝሽወጥሉ ቦታ እዩ።

ዘን ዝረአያ ዘለዋ ደቀቅቲ ጂፒዝ ዝመስላ ጠረጴዛ ዝተቀመጣ ፍሉይ ኣብ ምግቤትን ቁርስቤትን ከም መትሐዚ ጨው ፣ሚጥሚጣ፣ ሽኮርን ካልኦትን ኮይነን የገልግላ ።

ኣብዙይ ፍልያት ዝኾኑ ኣትክልትን ጽቊቕ ንፋሰን ኲነታትኣየሩን ዘለዉ ቦታ ብፉሉዩ ድማ ኣብ ትርፊ ሰዓት ከብ መዛናግዐን መዝናነይን ኾይኑ ዝጠቅም ዝተፈላለየ ቅርሲ ኣቀማምጣ መሬቱ ዝተሠርፋ እዩ።

ኣብዚ ዝተፈላለየ ዓይነት ተኽልታትን ኣሕምልትን ፍራምረን ይረኣዩ፡፡ እዞም ኣትክልትን ኣሕምልትን ኣብ ሰውነት ደቂ ሰባት እንታይ ዓይነት ድጋፍ ኣለዎም?

እዝ የማነ ባርያ ዝተብሃለ ናይ ኤርተራዊ ትውልዲ ዝኾነ ካፍቶም ቀዳሞት ናይ ቋንቋቲ ግርምያ ከያኒ ሙዚቃኛያ ወይዓወት ወይሞት ብዝብል ተራ ሙዚቁ እንፈልጦ ከያን እዩ።

ኣብዙይ ዝተፈላለዩ መጽሓፍትን ጋ ዜጣን ናይ ቲኽልታትን እጽዋተን ምስሊ ዘለዎ ዝተሓተን መጽሓፍ የማልቓ እዝ መጽሓፍ ዝጐራ ዝብል ሹም ዘለዉ ኾይኑ ብደራሲ ኣለማዮ ዋድልየ ዝተሓተም መጽሓፍ እየ።

እዙ ካፍቶም ምስተፈላል መሣርሕታት ኣብና የዕገታዊ ምነውውሮ መሣረህታት ኣደ ኸብ መቝረጽ ኾይኑ ዝጠቅም መቐስ ይበሃለ መቓስ ምስተፈላሊ ነግራት ከም መቕረጽን ሊከዓ ንኣጭረቕት ዘመስሉ ኸን መቕደድን ይጠቅም።

እዞም ዝረአዩ ዘለዉ ዝተፈላለዩ ናይ ቤተ ክርስቲያን ዝውክሉ ስሒፋትን ስእልታትን እዮም ኣኡ ድማ ኽልተ ቖልዑ መጽሓፍ ሒዞም እንትመሃሩን ሠርዓተ ትምርታ ይማነት እንተካይድን ይረአዩ።

ኣብዚይ ካብናይ ማሕበራዊ ግልጋሎትሓደ ዝኾነ ማይ ቦምባ ይር ኣኡ ድማ እፃው ንተቐልዑ ማይ እንተሓጸዉ ማይ እንትሰትዩን ይረአዮ።

ኣዚ ዝተፈላለዮ መመላኽእታትን መጋያጽኣትን ይረየሉ ብዘም መጋያጽጣት ዝተፈላለየ ንጾጕሪ ንገጽዎት ዘምፅኡን ቅብኣት ዙሙስል ፈስቶ ዘለዎም ኣይነት መሣርሕታት ንርኢ።

ኣብዙይ መስቀል ዋንጫ ከም ቃልኣዋድን ካለት ኣይነት ዝመስሉ ኣቕሑታት ዝሽወጠሉ ቦታ እዩ::

እዝ ካፍቶም ናይ በርኻ እንስሳት ሓደ ኾይኑ ነብሪ ድማ ይበሃል ነብሪ ተርኢቱ ንእሽተይ ዝመስል ዝኾነ እንተኾሪ ወይ ድማ ዝኾነ ነገር እንትርኢተሉ ድማ ነውሱ ናይ መንፋሕ ዓይነት ዘርኢ እንስሳ እዩ::

እዚኦም ኣብቶም ናይ ገዛ ኣቝሑት ወይ ናውቲ እዮም እዚኦም መብ ልዕ ቝርስን መኻንቢያን ይበሃሉ ዘምኑር እዮም ዘለና ኣስተፈላለይ ሕሩታት ዘለዎም ማዕተናት ዝተሰፈዩ ወይኖም ከም ምኽደ ንጻሕልን መብልዕ ቝርስን ድማይ ኣገልሉ።

እዙ ኣርማ ወይ ከዓ ምልክት ናይ ሓደ ሃገር ወይ ከዕነ ሓደ ብሔር መንነትን መግለጺ ኣርማ እዩ። እዚ። ባንዴራ ወይ ከዓ ኣርማ ካብ ዝተፍላለዮ ኅብርታት ዝተወሰደ ዝተሠርሐ እዩ።

ኣብዙ ዝተፈላ ደኢዓበይትን ደቂቐትን ዓሻኻት ዝኾኑ ተኽልታት ዝረኢ ይኾይኖም ብፈልዩ ድማ ዳንድር ዝበሃል ኣናእሽተን ደቂቐቲ ዕሸኹ ዘለዉን ጨዓ ዝበሃልን ተኽልታት ይረኣዩ።

እዚ ካብእቶም ናይ ስርዓተ ትምህርቲ መሳርሒ ፅሕፈት ዝኮነ ሓደ ቢሮ ይበሃል:: እዚ ቢሮ እንታይ ዓይነት ሕብሪ ኣለዎ?

እዝ ብትኽልታትን ጽቡቓት ኣቝጽልትን ዝተኸበበ ኣኡ ድማ ፍዕልፍል ዝመስል ማይ ዝኾነ ዝተኸበበ ይርአ እዙ ካው ናይ ሓደ ኽብ ተፈጥሮን ኣቃማምጣን ዝኾነ ንፋስን ክሃብ ዘለኡ እዩ።

እዝ መንድቕ ካብ ደቂ ቕቲኣእማን ዝተሠርሖ ኾይኑ ኣዉ ድማ ናይ ዝተፈላለዩ ናይ መስቀልን ቃልን ቅርጽ ዘለዎም ናይ ቐደሞት ኣቦታት ጥበብን ቅርጻ ቕርጽን ዘማላኸሱ ዝተፈለለዩ ቅርጽታት ኣለዎ።

ዓብዙ ዝተፈላዶይ ተኽልታት ዝፈወርኢሉ ናይ ፈርሻ ፍርያት ኮይኑ ምፉሊ ድማ ካውሎ ዝተብሃለ ልጸፍ ዘገልግል ዓይነት ተኽሊ ይርአ።

እዚ ምስሊ ዘርኢ ብኣትክልቲ ዝተሸፈነ ቦታ ኾይኑ ብፍሉይ ድማ ከም ቀላሚጦስ፣ እንዳ ማንጎን ካልኦት ዝተፈላለዩ ኣትክልትን ዝተሸፈነ ቦታ እዩ፡፡

ኣብዚ ወንበራት ዝተቛመጡ ኸፍ መበልን ኣደዓግዪ ሕንፃ የርኢ እዝ ሕንፃ ዝተፈላልዩ ናይ ምግን መስተን ዘመለኹቱ ጽልታትን ምስልታትን የርኢ እዙይ ድማ ዳቤት ምግን መስተል ምዃኑ ይኅብር።

ሓንታ ኣዶ ቖልዓ ዘኃዘለት ከሚ ድማ ክምቲ ባሃላዊ ኣከዳድና ርእሳ ተጎልቢባ ክዳን ገይራ ፍሽኽት ሽሕ ናነነድር

እዞም ምሥልታትን ዝተፈልኣለዩ ኣመላኽታትን መጋእጻጣትን ኮይኖም ብፉል ከዓ ኣመንቲ ክርስትና ዝኾኑ ኸም መስቀል ኣጕሳዶም ዝእሠር ዝኣሥርዎምን እየ።

ኣዝ ዘተፈላለዩ ኣትክልትን ኃምልትን ተዘርጊሖምረ እዩ ከም ኣይነት ሽጉርቲ ጸዳ ሽጉርቲ ጐዕን ኃምልታትን ይረአ እዩ።

እዙ መንገዲ እናተጸረገ ሓድሽ መንገዲ እናተስተኻኽለ ንሬኢ ካቡኡ ድማ ኣንቲ ጐሓፊት መኪና መገዲ እናሰኻኽለት ኣዉ ዘሎ እማናት እናጸረገትን እናማቻችወትን ትረኢ ::

እዙ ንሽተ ኣይቈልዓ ኣሓደ እንዳ ጸጕሪ ትከፍሉ ጸጕሩ እንተሠኻኽልን ምኡ ድማ ናይ ሠለስተ መልከዕ ዘለዉ ኣቂ ኣቃማቕማ ጸጕሪ ናተቀምቀመ ይርከብ።

እዝንርዮ ዘለናሉ ምዕቦታ ናይ ሥራሕቲ ሙስኖን ሕርሻን እዩ ኣብዝ ዘለ ተኽሊ ሽጕርት ይበሃል እዝ ተኽሊ ከም ኣስፌዛ ንጻሕ የገልግል።

ኣብዙይ ዝተፍላለዮ ናይ ጥባሠራራሕ ኣገዛውትን ቆሙኡ ድማ ናይ ሞስኖን ኅርሻን ሠርኃተ ዝኾኑ ቦታታት ይረ እዮን ኣብዙይ ዝተፈላ ለይቀ ማምጣን ጽቡቕ መዓርግን ንምንባር መች ዝኾነ ኽትታትን ዘለዎም ቦታታት እዩ።

እዚ ምስሊ ዝተፈላለዩ መፀባበቕታትን መመላክዕታትን ከምኡ ድማ ንህፃውንቲ ሰሓብን ወቀብትን ዝኾኑ መጫወትታትን ዘለዉዎ ቦታ እዩ፡፡

ዓብዙ ክላሽ ዝተዓጠቁ ዝኾነ ናይ ጸጥታ መኽበርቲ ኽዳን ዓይነት ዝተኸደኑ ብፍሉይ ድማ ሠራዊት ትግራይ ጸጥታ ሓይሊ ትግራይ እናበልና እንፈልጦም ጀጋኑ ዝኾነ ጸጥታ ናይ ምክባር ሥርዓት እንተመላኽቱ የርኢ።

እዙይ ጸናጸል ዝበሃል ዓይነት መሣርሒ እዩ እዙይ ብፉሊ ኣቤተ ክርስቲያን ከም ዓደ መሳርሒ ናይ መዝሙር ቤት ወይ ከዓ ናይ ቀናይ መዓልየት ኮይኑ የገልግል እዩ።

ካፍቶም ንምግነት ዘገልግሉ ዓይነት ፍራምረን ኣትክልትን ዝኾነ ሓደ ባናና ይርአ ።ባናና ንደቂ ሰባት ከም ምግቢ ከም ወሃቢ ሓይሊ ኾይኑ ይጠቅም።

ኣብዙይ ድቃንስትዮን ኣደታትን ተኣኪበን ኣብ ሓደ ሕንፃዊ ከዓ ኣብ ሓደ ጐደና መገዲ ዝመስል ገባብ እንተጽርያን ጉኃፍ እንት እክባን ይረአያ።

ዓብ ዚ ፍልይ ዝበለ ጥበብን ባህልን ኣከዳድናን ከምኡ ድማ ባህላውን ናይ ቤተ ክርስቲያን ዝውክል ሕጋዊ ስነ ሥርዓት ዘለዎ መርዓን የመላኽት።

እዚ ምስሊ ዘርኢ ዝተፈላለዩ መገያይፅታትን መመላክዕታትነ ዘሪኢ ምስሊ ኮይኑ ብፉሉይ ድማ ናይ ሓወልቲ አክሱም ቅርፅን ናይ መስቀል ቅርፅን ዘለዎም ናይ መመላክዕታት የርኢ፡፡

እዚ ምስሊ ዘርኢ ኣንኣሽተይ አሙራክት ወይ ብተያት ኣብ ሰጣሕ ዝኾነ ለምለም ሳዕሪ ሳዕሪ እንትቆርፋን ከምኡ'ድማ እንስሳ ዘገዳም ኣብኡ የዒሞም ይርኣዩ።

እዚ ምስሊ ናይ ስላሴን ናይ እመቤታችን ናይ ቅድስቲ ማርያም ኣዴና ኮይኑ ኣብኡ ድማ እታ ሰበይቲ ፀሎት ተብፅሕ ኣላ፡፡

አብዚ ዝኾኑ ሓለፍቲ ተሰብሱቦም ተአኪቦም ብዛዕባ ዝኾነ ነገር ተዘራሪቦም። ዝተዘራረብዎ ድማ ዜና እንተመሓላልፉ ይረአዩ።

ኣብዙይ ዝተፈላለዩ ናይ ዕዳጋ ኣቝሕ ዝኾኑ ኣናእሽተንን ኣቝሕ ዝራአይ ኾይኖም እዚኦም ድማ ከም ብስኩትን ክሪመላን ሊቃሊካን ዝኣመሰሉ ዝወልዑን ዝምወጥን ነገራት እዮም።

ኣብዙ ዘተፍላለዩ ናይ ገዛ ኣቕሑ ናይ ቢሮ መሣርሕታትን ናይ ጽሕፈት መሣርሐን ዝኾኑኑ ዝተፈላለዩ ወንበር ንከምሳንድቕ ዝኣመሰሉ ኻልኦትን ይረአይ።

እዚ ምስሊ ሓደ ናይ ሰንደቅ ዓላማ ወይ ከዓ ባንዴራ ምልክት ዘርኢ ኮይኑ ትርጉሙ ድማ ናይ ሓደ ከባብያዊ ሕብረተሰብ ምልክት ወይ ከአ አርማ ኮይኑ ዘገልግል እዩ፡፡

ኣብዙይ ዝተፈልለዩ ናይ ኣዕዳጋ ናውቲ ይኾኑ ኣቝሑት ይረይ የለዉ ኣብዙይ ኸም ንእሽቶን ናይ ጥርሚ ዝመስል ታኒካ ዝዓይነ ዝመሰሎ ኣዉ ዝተኣሸጉ ዝኾነ ዝኃዙ ይረአ።

እዚ ዝረአ ዘሎ ምስሊ ዝገርም ጥበብ ቀዳሞት ዝተሃነፀ ነዋሕቲ ወርድን ጎኒን ዘለዎ ኣአዋም ድማ ተወቒሩን ተቀምቂሙን ዝተቀመጠ መቃብር ነገስታት እዩ።

እዞም ዝረአይ ዘለዉ ወታደራዊ ክዳንን ሽሪጥን ናይ ወታድር ምሣርሕታ ዝኾኑ ኳዳን ዝኃ ዚ ኾይኖም ከምኡ ድማ ጸጥታ ናይ ምኽባርን ናይ ዝኾነ ካፊ ሰላም ናይ ምሕላው ምስሊ ዘርአዩ እዮም።

እዚ ምስሊ ዘርኢ ባህላዊ አልባሳት ከም ፅላልን ናይ ቤተ ክርስትያን ልብሲታትን ዘርኢ ኮይኑ፤ ብፍሉይ ድማ ኦርቶዶክስ ተዋህዶ ቤተክርስትያን ካህናት ከም ፅላልን ልብሲን ዝጥቀምሉ እዩ፡፡

ኣብዚ ዝረአ ዘሎ ፅቡቕ ዝኾነ ልምዑን መዕርጉን ዘለዎን ናይ ሥራሕቲ ሕንፃን ኲምኡ ድማ ናይ ጐድናን ናይ መንገድን ሥራሕቲ የርኢ።

እዚኦም ዝተፋልለዩ ናይ መመላኸታትን መጋያፅታትን መሣርሑ ኾይኖም ፍሊ ከዓ ደቃንስቲ ይጥቆም ኣሉ እዚኦም ኢርሳስ ኣብ ፀጕሩዓኒ ዝኰሓል ከም ጕዕሉ ኾይኑ ዘገልብልን ንጸጕሪ መጻሃቕን ናይ ጽፍሪ ኢድን ዘለዉዎም እዮም።

ኣብዙይ ዝረአ ዘለዉ ኣቦይ ሥውኃት ነጋ እናተውሃል ዝፍለጡ ካፍቶም ቀደምቲ ናይ ትግራይ ናይ ዓሠርተ ሸዉዓተ ዓመት ቃልሲ ዋና ከም ኣቦ ኾይኖም ዝሠርሑ ዝነበሩ እዮም ::

እዚ ቦታ ፍልይ ዝኾነ ናይ ተኽልታትን ናይ ደኒን ቦታን እዩ ኣብዙይ ዝተፈላለዩ ተኽልታት ብፍላይ ከዓ ጽሕዲ ወይ ከዓ ሳሬዳ ናተበሃለ ዝፍለጥ ተኽሊ ዝተሸፈኑ እዩ።

እዙ ናይ ሥራሕቲ ሕንፃን ገዛውትን ሠረት ዝተዀዓተ ጕድጓድ ምዃኑ እየ እዘን ንሽተይ ዝኽባ ጕርጓዳ ዝምስል ንጫማ ንዚ ደው ዝብል ዓምዲ ከም ጫመኽውነን ዘገልግላ።

ኣብዚ ዝተፍላለዩ ኣትክልትን ሰዓርትን ብጽዋትን ይራእ እዩ ኣብዚ ዝተፋላለዩ ሰብሕ ዘለ ዒይነት ቖጽሊ ዘለዎምን ሠዕሪ መስሉ ኸም ሰትን ዓበይቲ ጕንዲ ዘለዎም ተኽልታትን ይረኣዩ።

ኣብዙ ናይ ሥርሓቲ ሕርሻን ጌቡሩናን ዝተኾኑ ዝተፈልለይ ዘርእቲ ዘረ ኾይኑ ኣብዚ ድማ ብፉሊ ኣውካታ ተራያን ምዕራብ ኣዳዎ ት ግራይን ዘርከብ ማሸላዓ ወይ ከዓ ምሸላ ዝበሃል ዓይነት ዘርእቲ እዩ።

ህፃውንቲ ቖልኦ ሰገናት ሠርዓተት ትምህርቲ እንትከታተልን ከምኡድማ ኣደመምህር ጥኣቄ ኸምዘጠየቖም ሳቶም ድማ ኢዶ መውፂኦም እንትምልሱ የመላኹቱ።

እዝኦም ተኽልታትን እጽዋትን እዮም እዞም ተኽልታት ቀጢን ጕንዲ ወይ ከዓ ረጕድ ጕንዲ ዘይበሎም ተኸልታት እዮም እዞም ተኽልታት ኣብ ጐደናታት ይትከሉ ብፉሊ ድማ ጽቡቕ ቕርጽን መዓዛን ዘለዎም እናተቐምቆም እናተቖረጹን ዘመላዂዑ::

እዚኦም ብፍሊ ጥቃንስቲ ካብ ዝጥቆም ኣሎም ሠብሠራሕ እናተውሃሉ ዘብለጡ ጸጕርታት እዩ ።እዝ ድማ ድቃንስት ከም ጸጕሪ ናይ ባዕለን ኣምሲለን ዝጥቆምኣሉ ሠብ ሠራሕ ጸጕሪ እየ።

እዙኦም ኣብቶም ናይ ክነት ወከዓና ሙዚቃ ሠራሓቲ ዙሰርሑ ወይኖም ሳቶም ድማ ስተፈላለዩ ባህላዊ ዝኾኑ ክዳና ትኸዲኖም ኣሎ ኣው ድማ ኣውጐፍላ ምግቢ እናበሉዑ ይረአዩ።

ኣብዚ ምስሊ ዘርኢ ተከተልቲ ሃይማኖት እስልምና ተሰባሲቦም ስርዓተ ስግደቶምን እምነቶምን እንዳብፅሑ ከምኡ ድማ ማይ ኮይኑዎም ኣብ ፀግጊ ፀግጊ ተፀጊዖም ይረኣዩ።

እዙይ ናይ ሓደ መለለይ መንነት ወይ ከዓ መግለጺ ኣርማ ባንዴራ ወ ከዓ ሠንደቕ ዓላማ ይበሃል እዝ ምስሊ ዝተፈላለዩ ፍረታት ዝተሠርሐ ጨርቂ ይኾይኑ ንኻደ ብሔር ወይከ ናይ ሓደ መንነት ድማ ይውክል።

ዓውዙ ናይ ቤተ ክርስቲያን ሥርዓት ካብ ዝኾነ ክወሮን ካል ሊቃውንቲ ቤተ ክርስቲያን ቅንእየ ማሕልአትን እንተሕልፉ ይረአየ።

እዚ ዝርአ ዘሎ ምስሊ ፍሉይ ፅባቐን ስሓባይ ዝኾነ ኣቀማምጣን መሬት ብዘለዎም ልምዓታት፣ ጎቦታት ከምኡ ድማ ኣትክልቲ ዘለዎ ናይ ገጠር ገዛውቲ የርኢ፡፡

ኣብዙ ናይ ተኽልታት ውፂ እቲ ዝኾኑ ፃዕዳ ሽጕርቲ ጐዕ ና ካሮትን ቃልኦትን ዝኣመስል ይረአእዩ ፃዕዳ ሽጕርቲ ከም ንዝተፈላለይ መድኃኒታትን ከሙ ድማ ንፀበሒን ኮይኑ የገልግል።

እዚኣ ካፍተን ናይ ኣዕዋፍ ዝርያ ዝኾነት መንፈር ዘለዋ ፍሊ ድማ ኣብ ማይኢ እትነብር ኣይኖት ዑፍእያ እዛ እንስሳ ብፉሊ ኣይ ማያውን ራሕስን ዘለዎ ቦታታት እትነብር ማይዶርሆ ትበሃል።

ኣብዙ ዝተፍላለዩ ኣቃማምጣ መሬየትን ዝተፍላለዩ ተኽልታትን ዝርከው ኾይኖ ከምኡ ድማ ብፉሊ ናይ ሓወልቲ ኣስም ርእሲ መሲላ ዝተቐረጸት ሓወልቲ ትርአ።

እቲ ዝረአ ዘሎ ምስሊ ናይ ፅርግያ ምስሊ ኮይኑ ከምኡ ድማ ባጃጃት እናተቀሳቀሳ ይረእያ ብክልተ ጉኒ ድማ ገዛዉትን ናይ ሽቀጣመቐጥ ቤትን ድንኳንን ይርከብ፡፡

እዚእን ጐይዜይሮ ኣዚብ መስኒ ይበሃላ ዘን ሰበይቲ ናይ ቕድሚ ዓሠርተታት ዓመታት ዝነሩ ናይኢቲጵያ መራሕ ዝንበሩ ቐደማይ ምንስተር መለስ ዜናዊ በዓልቲ ገዝኦም እየን።

እዙ ናይ ሓደት ካልይ ከዓነይ ሓደት ምህርቲ የት ኣገልግሎት ዚይጐሃወሉ ወይ ዝኾነ መልእኽቲ ሓድሽ ሓብሬታ ዘድጠፍሉ ወስታ እዩ ኣኡ ድማ እቶም ሃሮ ዝኾነ ሓበሬታ እናተኽታ ተልይሩ እዩ።

ኣብዚ ቤት ምህርቲ ብዙሓት ተምሃሮ ካብ ክላስ እንተእትዉን እንተወፅን ከምኡ ድማ ኣይእግሪ ጽላል ክፊሎም እንትጨዋትን ይረዮ።

ኣብዚ ናይ ድምፂ ወያነ መስኮት ዜና ዝረአ ዘለ ኾይኑ ኣብኡ ድማ ሓንቲ ሰበይቲ ስለ ኢፍትሓዊ ኣተዓዳድላ ረድአትን ሳዕቤኑን ዝብል ዜና ወይ ከዓ መረረታን ሓሳባን እናገለጸት ትርአ።

ኅፍዚ ሥርዓተ ትምህርቲ ዝካየደሉ ቦታ ዘርኢ ኾይኑ ካብኡ ድማ ጐራዙ ድቂኣንስትዮ ሥርዓተ ትምህርቲ ብዕጋል እናተኽላተላን እናተዓዘባን ንርኢ

ኣብዚ ዓደ ጾጕሪ ዝሴንተረ ወዲ ይረ እዝ ኣይነት ፆጕሪ ብፉሊ ካፍቶም ናይ ቕድሞት ኣቦታት ናይ ፆጕሪ ኣሠራርኃን ፀጕሪ ኣቀ መቕማን ዘርኢይዎ ዝነበረ ምስሊ እዩ።

እዙይ ናይ ዕዳጋ ቦታ ኣብ ኣጊዕቲ ሽጐጥሉ ዙይ ጉዝሉንቦታ እዩ ኣብዙ ብዙኃት ኣባኣጊዕ ናይ ዕዳጋ ዝቕሮ ምዃኖም የርኢ።

ኣውዙ ወጣታት መናእሰይ ኻብ ሓድ ቦታ ናብኻልእ ቦታ እንትስደቱ እንትፋናቀሉ ይርኣዩ ድማ ኣብ ሓደ ኣበረኻ ናብኻልእ እንትኸዱ ኣብ በረኸታትና ተጐዓዙ ይረየ

ኣብዚ ዝረኣይ ዘሎ መንደቅ ዝተፈላለዩ ወረቀታትን ፖስታታትን ተለጢፎም ዝተፈላለዩ መልእኽቲ ዘሕልፉ ምዃኖም የርኢ ።ኣብዚ እንታይ ዓይነት መልእኽቲ የሕልፉ ኣለው?

ኣብዙይ ዝተፋላለይ ካእምንቢጫት ተጸሪቦም ተቐንቅሞም ዝተሠርሑ ዝተፋላለየ ምስሊ ዘለዎም ፍላይ ድመኣብ ክሃዊታት ኣክሳምን ክባርታት ትግራይንዝርከዉ ንስተፋላለየ ኸብ መስሐ ኮይኖም ዘገልግሉ ቕርጸታት እዮም።

እዚ ዝርአይ ዘሎ ምስሊ ዝተፈላለዩ እንዳ ቤት ብልዕን ቤት መስተን ዘርኢ ምስሊ ኮይኑ ዝተፈላለዩ ልስሉስ መስተታትን ከምኡ ድማ ሰባት ከፍ ኢሎም እናተዘናግዑን እናተጫወቱን ይርኣዩ።

ኣበዙይ ብዙኃት ሰባት ከፊሎም ስለሓደ ጕዳይ ዝርር ወይ ከዓ ንግግር እንትጐብሪረይ እዞም ሰባት ናይ ክባዩራያዕ ባህሊ ኣካዳድና ዘለዎም እዩም።

ኣብዚ ሓንቲ ሰበይቲ ፍልይ ዝበለ ዓይነት ኣቋና ፀጕሪ ዘለዋ ንርኢ ኣለና እዛ ሰበይቲ ፍልይ ዝበል ኣቋና ብፍላይ ከዓ ኣብከባብታት ህዝቢ ዓፋር ዝርአ ዓይነት ኣቋና ተቖኒና ኣላ።

ኣብዙ እፃንቲ ሰገናት ኣብ ሠራዓተም ትምህርቲ እናተኸታተሉ ከምኡ ድማ ኣኡ ስጶርቲ እናተ ዘናጎን ወርቲ እናተ ጨዋተን ይረአ የ።

ኣብዚ ሓደ ተፈላጠ ሰብዊ ከዓ ሓደ ናይ ሓደ ክባቢ ወይ ጶሎቲቃ ነከዕናይ ዝኾነ ተካል ኃላፍ ዝኾነ መልእኽቲ ወይ ከዓ ንግግር እንትሕልፍት ከምኡ ድማ ብጐኑ ናይ ሓደ ኣርማ ዊ ከዓ መለለይ ምንነት ዝኾነ ባንዴራ ከዓ ዘንድቕ ዓላማ ሒዙ ይረአ።

እዛ ትረኣ ዘላ ሰበይቲ ብዝተፈላለዩ መጋየፂታት ወርቅን ካሊእ ሃሪ ማዕተብን ከምኡ ድማ ፁቡቅ ናይ ባህላዊ ኣለባብሳ ዝኮነ ጥልፊ ዝበሃል ዓይነት ክዳን ተከዲና ኣላ።

እዛ ትርአ ዘላ ተኣሽከርካሪት ሓራሲት መኪና እያ። እዛ መኪና ቦታታት ንምልስላስን ግራት ሓሪስኻ ንምዝራእን እትጠቅን ከም ብዕራይ ኾይና ብዘመናዊት ተገልግል ኣይነት መሳርሕ እያ።

ኣብዙይ ዝተፈላለዩ ምሥልታትን ሥእሊታትን ዘርኢ ዝተለጠፈ ፖስታ ኾይኑ ኣወዚ ፖስታ ድማ ናይ ሓደ ሰኣሊ ወይ ከዓ ናይ ሓደ ሥእል ዘልዕል መፋለጢ ከም መታወቂያ ኾይኑ ዝጠቀም ምስልታት የርኢ።

ብዛት ርአ ዘላ ሚኪና ናይ ኣበይቲ እትካላት ኃለፍትን ናይ ቢሮን ከም ድማ ሃፋትምን ካብ ቦታና ቦታን ምንቀ ሰቓስ ዝጥቆሙላ መኪና እያ።

እዝ ከእቶም ተስሓውትን ሰጎምትን ዝብሃሉ ናይ በርኻ እንሳት ሓደ ኾይኑ እዝእንስሳ ንሰባትን ምእንስሳትን መርዝ ዝለቅቕ ወይ ከዓ መርዚ ዘለዎ ተናዳፊ ዝኾነ ኣይነት ይንስሳ እዩ።

ኣብዙይ ካብ ዝ ተፋልለዩ ኣትክልትን ካልእት እናይ ፅባን ናይ ንቋቕሐን ውፅ ቲዝኾኑ ዝተፋልለዩ ዓይነታት ዘተዘጋጅዎ ፍልይ ምግቢ ይረአ።

እዙ ናይ ሓደ መስሕብን ታሪካዊ ዝኾነ ቦታን ኣፍ ደገ መእተዉ በሪ ዘመላኽት እዩን ኣፍቲ ውሽጢ ድማ ጽፈላለዩ ዓበይቲ ቕርሳሕኽርጽን ዓወልትታትን ዝተሰብወሩ ይረአዮ።

ኣብዙ ሓደጻድቕ ኣቦ መስቀል ሕዞም ከምኡ ድማ ንስሪ ዓይኖም እንትአትዮም የንቁሮም ይርአ ኣብ እግሮም ድማ ኣናብስን ኣናብርን ይረአዎም ለኣመንቲ ተዋህደ ክርስትና ኣቦና ኣው ነገር መንፈስ ቅዱስ እናተዋሪ ዝፈለጡ ሓደ ፃድቕ ኣቦ ምስሊ ይረአ::

ኣብዙ ቃፍቶም መራዕቲ ጶለቲካ እትግራዊ ተኾኑ ኣይቲ ኣማነ ለሰፋ እትገታኒ ወረዳ ኣይትደብርጽም ገብርምካአልን ቃልኦትን ኣብዙ ናይ ጶሎቲካ ምጕት ወይ ከዓ ናይ ጶለቲካ ዜና እንተኅልፉ ይረኣዩ።

እዙይ ደቃቲ ኣትክልትን ቈጣቕጡን ዝረከቡሉ ናይሓደ ከባቢ ኾይኑ ኣብዙይ ድማ ዂሉ ዝኾነ ኣቀማምጣ መሬትን ገጸ ከባብን ምስሊየርኢ።

ኣብዙ ናይ ድምፂ ወያነ ዜና መልእኽቲ ዘመሓላልፍሉ መስኮት ኮይኑ አቡኡ ድማ ስለ እንታይነት ድልየት ሕዚቢ ትግራይ ዝገልጽ ብሕጊ ሰላም ሕዝቢ ትግራይ ዝብል ኣርእስቲ የመላኽት::

እዙይ በየዓይነቱ ምግቢ ይበሃል። እዙይ ድማ ካብ ዝተፍላልዩ ኣትክልቲ ቖስጣ ፣ ሰላጣ፣ ኮሚደረ፣ ድንሽን ካልእት ዝተፋላለይን ብእንጀራ ተፈርፊሩን ዝቐርብ ዓይነት ምግቢ እዩ።

እዙ ናይ ድምፂ ወይነ ዜና ኾይኑ ኣብ ድማ ሓደ ሰብኣይ ናይ ዝኾነ ሓገዝ ናወቲ ሕክምና ዝብል ዜና መልእኽትን እንተመሓላለየፍ የረአ።

ኣብዙይ ሓደ መጽሓፍ ናይ መሠረታዊ ክእለት ዝብል መጽሓፍ ይርአን እዚ መጽሓፍ ደቂ ሰዓት ኣብዕለታዉምና ኣውርኦም ዝተፋላልየ ናይ መቃላጠፊ ሥራሕ ተጠቐሞም ካብ ርሕቐት ሥራሕ ዝሠርሕሉ መጽሓፍ እዩ።

ዙ ዝረአ ዘሎ ካፍቶም ዓይነት መስተታት ሓደ እዩ ዝድማ ቡና ይበሃል ብና ሰኣት ከፊሎም ኸም መዘናጌዕን ከ መነቓ ቓሕን ዝጥቆምሎ ዓይነት መስተይ እየ።

ኣብዙይ ሓደ ዓይዪ ኣቦ ሓደ ነፋሻ ወይከዓ ጽቡቕ ኲነታት ኣየር ዘለዎ በታሃክፍ ፊኢሎም ናይ ሥራሕት ምጥላፍ ዝመስል ወይከዓ ስፍት ክዳን እናሣርፈው ይርአዩ።

ኣብዚ ካብ ዑንጨይቲ ካብ ኦምን ተጸሪቦም ዝተሠርሑ ናይ መስቀል ቅርጽ ዘለዎም መቝፃርያን ናይ መስቀላትን ይረአዩ እዙይ ብፉሉይ ገዳማውያን ኣቦታት ከም መቝፃርያ ኣብ ኢዶምን ኣብ ክሳዶምን ዝኣስርዎ እዩ፡፡

እዝ ብዙኃት መንበር ኣባይትን ተኽልታትን ዝተፋላለዩ ንዝርከወሉ ሓደዓብይ ኸተማ እዩ ኣኡ ድማ ሓደ ቤተ እምነት ዝኾነ ቤተ ክርስቲያን ጽቡቕ ቐለም መዓርጋትን ዘለዎ ቤተ ክርስቲያን ይረእ።

ኣብዙ ናይ መዓልፋዊ እዜና ማኅደፊ መስከት ኾይኑ ኣኡ ድምማ ኣብ ናይ ኢቲጵያ መመዓት ኰሊደር ሠራሕቲ ሪጶርቲ ግምገማ ስብል ጽሑፍ ይረአ።

ኣብዚ ሓደ ወዲ ዝተፋላለየ ዓይነት ኣከዳድና ንዉሕ ዝበለ ክዳን ስፍሕ ዝበለ ስረ ገይሩ ሓድሽ ኣከዳድና ዓይነት ዘመልክት ምስሊ እዩ፡፡

እዘምዝረአዩ ዘለዉ ሰባት ዝተፈላለ መሣርሕ ሙዚቃን ዝተፋዳለ ኣካዳድናን ዘለዎም ኮይኖም ብፍል ከዓ ኣብ ከባብታት ኢሮብ ትግራይ ዝዝውተር ባህላዊ ምዙቃ ዓይነት መሣርሕ ኂዞም ይረአዮይረአዮ።

አብዙ ዘምለም ዝቛኑ ጽቡቕ ቕነታትን ፈጥሮን ዝኃዘሉ ተኽልታትን ጽዋትን ይረአዩ እዞም ተኽልታት ንዝተፋላለ ኸምናይ ቀለ እንሳትን ምዕምፀይትን ክቓልአትን ምንጥቀመሎም ::

እዙ ዝረአ ዘሎ ናይ ሓደ መጽሓፍ ሽፋን ኾይኑ ኣብዚ መጽሓፍ ድማ ናይ ሻድሻይ ክፍሊ መጽሓፍ ምዃኑ ዝሕብር ጽሑፍን ከምኡ ድማ ናይ ዜጋታትን ናይ ስነምግባርን ትምህርቲ ዝብል ጽሕፈትን ሓሳብን ዝኃዘ መጽሓፍ እዩ።

እዙይ ዝረአ ዘለዎ ስቡቕ ንፋስን ኣትክልትን ዘለዉዎ ናይ ምግቤትን ቤት መስተን ገዛ እዩ ።ወይድማ ሰቓት ከፊሎም እናተዛናግዑ ይርኸቡ።

እዙይ ናይ ሓደ መፍረይ ጥካል መእተዉ በሪ ኾይኑ ኣኡ ድማ ዘለጠፈ ፖስታ ወይ ከዓ ጽሑፍ ንኡ ዝውክል ወይ ከዓናቱ ምንነት ዝገድሊ ጽ ጽሑፍ ይረአየኣሎ።

እዚ ምስሊ እዚ ዘርኢ ሓደ ናይ ኢህወደግ ወታደር ልብሲ ዝተከደነ ተጋዳላይ ዘርኢ ምስሊ ኮይኑ ወይ ድማ ክላሽ ኣብ ርእሱ ዝተጠምጠመ ተጋዳላይ እዩ።

እዚ ምስሊ ናይ ገጠር ገዛውቲ ምስሊ ዘርኢ ኾይኑ ኣብኡ ድማ ባህርዛፍ፣ በለስ ፣ሓፀርቲ ቆጣቁጥን ከምኡ ድማ ኣትክልታጥ ኣሕምልቲ ፍራምረን ዝመስል ዝርከበሉ ቦታ እዩ፡፡

ኣብዚ ገዛ ከም ጠረጴዛ፣ ወንበር፣ ከፍ መበልን ከምኡ ድማ ኮምፒተር ብፍሉይ ናይ ኮምፒተር ቴክኖሎጂ ክፍሊ መምሃሪ ምዃኑ የርኢ፡፡

እዚ ዝረኣ ዘሎ ምስሊ ስዋ ዝዕደገሉን ዝሽየጠሉን ቦታ ኮይኑ ከምኡ ድማ መናእስይ ተኣኪቦም ስዋ እናደሰተዩን እንደሳሓቁን እንዳተጫወቱን ዘርእየሉ ቦታ እዩ።

እዚ ምስሊ ቡዘሓት ባዓቲታት ኣብ እግሩ ድማ ሳዕሪ ከም ቦስን ሳባን ዝኣምሰሉ ቆፅልታት ይርከብዎ፡፡

እዚ ቀይሕ ሕብሪ ኣብ ማእኸሉ ዝኾነ ናይ ሓዋልቲ ኽርጽን ናይ ዝኾነ ምስሊ ኣርማ ዘርኢ ዓይነት ኮይኑ እዙ ድማ ሰንድቕ ዓላማ ወይ ከዓ ኣርማ ይበሃል። እዙ ናይ ህዉሓት ወይ ከዓ ሕዝባዊ ወያን ሓርነት ትግራይ ኣርማ ምዃኑ ዘመናኸት ምስሊ እዩ።

ኣብዚ ሓንቲ ጓል ከም ሓመደዋይ ሥረ ጃክትን ዝገህረት ኣከዳድና ወይ ከዓ ካብ ናይ ኅረተ ሰዮና ኣከዳድና ወፃ ዝኾነ ዓይነት ኣከራድና ተርየ።

እዞም ንርዮም ዘለና ተኽልታት ኣናሽተን ጽፍሕ ዝወሉ ቖጽሊ ዘለዎም ኣብ መሬየትፍለጥ ኢሎም ዝቕሉ ቊጽልታት ኮይኖም ከምኡ ድማ ንመድኃኒይት ኮይኖምውን የገልግሉ ኣጎማ ይብሃሉ።

ኃውዙ ካ ብዙኃ ዝተመመ ዝተዋሳ ሰበን ካብ ኣትክልቲ ፍራምረ ጸባን ቋዕቕ ሕን ዉፂ ዝኾነ ካብ ሥጋን ካብ ዘተፈል ኣልይን ተሠውስኡ ተሚም ዝተሠርሐ ፍል ይፋታ ይረአሎ።

ኣብዚ ናይ ክልተ ጀጋኑ መራሕቲ ሠራዊት ዝኾኑ ጀነራል ሰዕረ መኮነንን መጀር ጀነራል ገዛ ኣብራን ዝተውሃሉ ናይ ኢትዮጴያ ናይ ሠራዊት መራሕቲ ዝነበሩ ምስሊ ዘርእ ኾይኑ ኣኡ ድማ ጅግና ታሪኽ ይሠርሕ እምበር ኣይነብርን ዝብል ጠቕጥ ወይ ከዓ ጽሑፍ ዘለዎ እዩ።

እዝ ዓይነት ቅኖ ጋመ ይበሃል ቀደም ናይ ቀደም ኣዲታትና ብፍላይ ድማ ጐራዙ ኣኅዋትና ቅድሚ ምምርዓወን ጋመ ዝበሃል ቊኖ ይቖነና ሃምዝነራ ዝኅብር እዩ::

ኣብዙ ስተፋላ ለይ ናይ ገዛ ኣቕሒት ካብ ዝኾኑ ባህላዊ ስፈታት ይረ እዩ ካውኣቶም ግያዎ ጐፍላ ሰፊ ሰተታ መብልቕስን ቃርሐት ቃልአትን ዝኣመሰሉ ይረእዩ።

እዚኣ ካፍቶም ማያውያንወይ ከዓ ኣማይ ዝነበሩ እንስሳት ኣንቲ እያ እዚኣ እንስሳ ማይዶርኅወይ ከዓ ቃቓ እናተ ውሃለጥ ትፍለጥ።

እዝ ዝረአ ዘሎ ብሓጽር ዘተኸበ ኦይኑ ኣብኡ ድማ ናይ ቤተ ክርስቲያን ወከዓ ቤተ እምነት መግለጥ ዝኾነ ዓደ ገዛ ይረአይ ኣሎ።

ኣብዙ ንፃውንቱ ቈልዑ ኣሸላት ተኣኪዎም ትስሕቁን ዝዝናነዩ ይርአ ኣዉኡ ዘለዎ ካብ ኣማን ዘተደረረበ ኳና ይበሃል ድኅሪቶም ድማ በለስን ቀላምንጠስን ይረየ።

ኣብዚ ዝረአ ዘሎ ኣብ ሓደ መጽሓፍ ገፅ ሽፋን ኮይኑ ኣብኡ ድማ ዝተፈላለዩ ምስልታት ይረአዩ፡፡ እዚ መጽሓፍ ናይ ሻውዓይ ክፍሊ መጽሓፍ እዩ፡፡

እዚ ምኹራብ ይሓ እናተብሃለ ዝፍለጥ ካብቶም ጥንታዊያን ቅድሚ ስልጣነ አክሱም ነይሮም ተባሂሎም ዝሕሰቡ ሓደ እዩ። አብዚ ዘለው ሰባት እንታይ የመላኽቱ አለው?

እዙይ ኣብ ዝተፋላልዩ ናይ ገዛን ናይ ቢሮ ጽሕፈትን ዝኾኑ ናይ ሥራሕ ቦታታት ከም ከፍ ምበሊ ኾይኑ ዘገልግል ዓይነት መሣርሕ እዩ።

እዝ ኻፍቶም ዓይነታት ምግብሕ ኣደ ኾይኑ እዝ ድማ ብፍርግፈርእንቋቕሓን ብቑራ ስእንጀይራን እዩ እዛ ዓይነት ምግቢ ደቂ ሰባት ከም ወሓዋይ ኃይሊ ወሃዋይ ኲልወት ኾይኑ የገልግል።

እዙ ዘመላኽት ዝተፋላለየ ካብቶም ናይ ቃዶሞት ወለድታት ጥንታዊ ዝኾነ ኣሠራርሓ ቕርፃ ቕርጽን ዘለዎ ብሳዕሪ ዝተሸፈነ ናይ ክቢ ቕርጽ ዘለዎ ገዛ የመላኽት።

ዕዞም ዝረአዩ ዘለዉ ተኽልታት ብፉሊ ካውቶም ኣር ካዩና ዝርኮ ዓበይት ተኽልታት ኮይኖም ብፉሉ ድማ ዓውሕን ቀላም ጥስን ይረአዩ ዓውኂ ብፉሊ ንጐምፊ ዝበሃልዓይነት ሕማም ከም መድኃኒት ከምኡ ድማ ንሓድሓደ ኸምሚብኾይኑ የገልግል።

እዚ ምስሊ ዘርኢ መካበብያ ዝተካበበ ህንፃ ኮይኑ ከምኡ ድማ ዘመናዊ ፅቡቕ ሰሓብን ዝኮነ ኣሰራርሓ ዝስራሕ ዝተፈላለዩ ናይ ክብን ካልኦት ቅረፂ ዘለዎም መሳኩትን በርን ዘለዎ እዩ።

ኣብዙይ ዝተፈላለይ ናይ ገዛን ናይ ብሮን ኣቝሖት ዝኾኑ ጠረቤዛን ሣጹንን ይረይ ሣጹን ናይ ዝኾኑ ብዝተፈላለይ ኣቝሑትን ንብረታትን ከም መዐሸግ ኾይኑ የገልግል ጠረቤዛ ድማ ከም ከፍ መበልየ ወይኑ የገልግል።

ኣብዙ ዓበይቲ ናይ ሕንፃ ሠራሕቲ ዝኾነ ፈዕ ወይ ከዓ ብላሶ ይረአኣሎም እዙይ ድማ ንደቂ ሰባት ኸብ መንበርን ኣይስተፈላሉ ንሥራሕቲን ኮይኑ የገልግል።

ሕዚ ናይ ቀደም ባህልን ቋንቋን ዝገልጽ ምስሊ ናይ ሓወልቲ ቕርጽን ናይ ቀደም ናይ ሥርዓተ ትምህርትን ኣመሃህራን ዘመልኽት ስእሊ እዩ።

ኣብዙይ ሓድሽ ዝኾነ ኣከዳድናን ሓድሽ ዝኾነ ስፌትን ዓይነት ክዳን የርኢ እዙ በቲ ሓደገጽ ምሉ በቲ ሓደገጹ ዶማ ቑራእ ዝኾነ ዓይንተ ሰፋፍያ ኽዳን ወይ ከዓ ሓድሽ ዝኾነ ኣሰፋፍያ የርኢ።

ኣብዙ ናይ ሥርዓቱ ሕርሻን ግብርና እትጠቅም ማይ ካብ ሓድዕኢላ ወይ ከዓ ካውሓደ ጕርጓድ ብኃይሊ ናብ ቃልእ ቦታታት እናደፍአት ማይ እተብጽሕ ኣንቲ መቃላጠፊት ሠራሕ ዘኾነት ሞተር ትርአ።

እዚዮም ዝተፈለለዩ ናይ እጽዋት ክፋላት ዝኾኑ ሠዓርን ዘተፈላለዩ ደቀቕቲ ኣትክልትን ይረአእዩ ብዞም ተኽልታት ሖሖት ተበብን ካልኦት ሠዓሪ መዓርን ዝኣመሠወል ይረአ እዩ ሖሑት እና ተበብ ንጠለግቕ ከም ቀለብነት ምግቢ ኾይኑ የገልግል።

ኣብዝ ምስሪ ዝረዩ ዘለዉ ብረዝደንቲ ጊዜዊ ምፍዳር ቲግራይ ኣይተ ጌታዉ ረዳ ዝተበብሉ ኣብ ዜና ቀሪዮም ዝኾነ መግለጺ እንትሕልፉ ይረአዩ።

ኣብዙ ኣልቋኣይ ዘተብሃደ ቃፍቶም ናይ ክልቱ ኣብ ድግሩ ዝብሃሎ ዓይነት ዘራእቲ ሓደ ኾይኑ እዙይ ድማ ብማይኣዚኽካ ዝበቖለ እዩ ብፉሊ ኣብ እንዳ ሥዋታትን ኣብ እንዳ ምስተታትን ይወሃብ።